እስከ የቕንጦት ድረስ በሽዎት የሚቖተሩ ሆቴሎት ኣልዋት ለዂሉ ማይነት ተጓዙት ኣማራጮት ኣልዋት ተዋቂ ምርጨዎ እንደ ኖ ቴልና ፑልማን ያሉ ተዋቂ ሆቴሎትንና እንደ ጐቲት ያሉ ኣማራጮትን ያካትታሉ።

ተራዲስናል ኢቲያን ኣታይ ተራዲስናል ኢቲጵያን ክሎዝንግ ዝታይ ብካል ሞድ ፍሮም ሃንድ ሞበን ኮተን እንድ ኢዝዎርን ፍርሚ ፍርማል ኢፌንትዝ ሁሊይ ደይስ ኤንድ ካልተራል ሰለብሬስንስ።

ፓሪስ ከበጀት እስከ የቅንጦት ድረስ በሢዎት የሚቖጠሩ ሆቴሎት ኣልዋት ለዂሉም ዓይነት ተጓዞ ኣማራጮት ኣልዋት ተዋኪ ምርጻዎት እንደኖ ቦቴልና ፑልማን ያሉ ተዋኪ ሆቴሎትንና እንደ ጐቲት ያሉ ኣማራጮትን ያካትታሉ።

ባህላዊይለፍሳሉ ኣልባሳት ባህላዊ ኢቲዎጵያ ኣልባሳት በተለምዶ ኸእጅ ኸተሸመነጥት የተሠራ ሢኹን ለመደበኛ ዝግጅቱት ለብዓላትና ለባህላዊ ኽብረ ብዓላት ይለፍሳሉ።